እታ ንርእያ ዘለና ቾክያ ማይ ሒዛ ኸኣ ኣላ። ናይታ ቾክ ከለር ከኣ ፒንክ እዩ ኒሄ ኣብ ጥቓኣ ኸኣ ዝኾነት ብጫ ምሳሊት ነገር ትርአላ ነጥቢ ነገር ኣብ ዝኾነ ስሚንቶ ቦታ እዩ ተቐሚጡ ኒአ እቲ ማይ ከኣ ኣብ ታሕቲ ጐደሎ እዩ ዘሎ።

እሺ እቲ ዝረአ ዘሎ ናይ ዩኒቨርስቲ ማሕበረሰብ ኮንደሚንየም ኮይኑ፣ ኣብ ወሰን ፅርግያ ዝርከብ ናይ ከተማ ኣክሱም ቦታ እዩ። ዝተፈላለዩ ናይ ሓፂን መፂን መሳርሒ መሸጥን እኒሀ፡፡

ብምስሊ ኸም ዝረአ እስፖርት ኮይኑ ግጥምያ ናይ ቦግሲ እስፖርት ዓይነት እዩ ዝረአ ዘሎ፡፡ እቶም ክልተ ሰባት እናተወዳደሩ ይረአ ኣሎ ዳኛም ኣሎ፡፡ እና

እቶም ኣብ ምስሊ እንርኦም ዘለና ብሳይነሳዊ መንገዲ ተቃሚሞም ሕማቅ ጨና ንኸይህልወና ዝገብሩ ኣቑሑት እዮም።

ዝረአ ዘሎ ቦታ ትምህርቲ ቤት ይመስል? አትክልቲ እውን አሎ ገዛውቲ እውን አሎ ሰባት እውን እናኸዱ፣ በሪ ሓሊፎም እናኸዱ፣ ይረአዩ እና ናይ ገና ተምሃሮ ቀዳማይ ብርኪ ተምሃሮ ዝመሃርሉ ትምህርቲ ።

እቲ ኣብ ምስሊ እንሪኦ ዘለና ናይ ጫማ መፅረጊ ቦታ ኮይኑ ኣብኡ እናሃለየ ኸዓ ዝተፈላለዩ መጋየፅታት መሸጢ እዮም እነሄው ከም መነፀር ፣ካልሲ፣ ምናምን ዝኣመሰሉ።

ዝረአየና ዘሎ ቦታ ኣብ ከተማ ኣክሱም ዝርከብ ናይ ፅላቴ ሙሴ መንበሪ እዩ፡፡ ኣብ ጥቅኡ ከዓ ፈለስትን ዝተፈላለዩ ኣትክልትን ይረአ ኣሎ ፉሉይ ቦታ እዩ፡፡

እሺ ፅቡቕ ዝረአ ዘሎ ምስሊ ኩታ እዩ እና ተጠለፈ ኩታ እዩ እኔሄ እቲ ጥልፊ ኸዓ ሾመንተ ቁፅሪ ይበሃል እዚ ይመስል

ሓወልቲ ኣኽሱም ተደጊፋ ይረኣ።

አብቲ ምስሊ ከም ዝረአ ዝተፈላለዩ ዝተበላሸዋ መዝሐሊ ናይ ኤሌክትሮኒክ አቁሑት ዝኮና መፀገኒ ቦታ እዪ ዝረአ ዘሎ እና እተን ዝረአያ ዘለዋ ዉኒ ዝተበላሸዋ መዝሐሊ ኤሌክትሮኒክስ እየን።

እቲ ኣብ ምስሊ ዝርአ ዘሎ ኣናብስ ወይ ከዓ ኣንበሳታት ይብሃሉ። እቲ ሓደ ብትኹረት ዝሪኦ ዘሎ ይመስል፣ እቲ ሓደ ከዓ ተገዲሙ ይርአ ኣሎ።

እሺ እቲ ዝረአ ምስሊ ኣብ ቤተክርስትያን ኮይኑ አዶታት ናብ ፈጣሪአን እንትፅልያ እዩ ዘርኢ ዘሎ ተመሲጠን ውን እንዳፀለያ ይርከባ አለዋ ኣብ ፀሎተን ይሕወሰና ኣምላክ።

ዝርአ ዘሎ ኸባቢ መንገዲ ፅርግያ ብጎቦታት ዝተኸበበ ፅርግያና ሓባሪ መንገዲ ዝኾነ ናብ የሓ መንገዲ ከም ዝወስድ ዝሕብረልና እዩ።

እሺ እቲ ዝርአ ዘሎ ምስሊ ተጋደልቲ እንዳተጓዕዙ ይርከቡ ኣለዉ፡፡ ዝኾነት ሰበይቲ ከዓ ደሃይ ትጥይቕ ዘላ ወይ ከዓ ሰብ ትጥይቅ ዘላ ትመስል ሰበይቲ ኣላ፡፡

ክቡር ኣቦና ኣውነ ማትያስ እ ሊቀ ፓፓሳት ዘኢተዮጰያ እዮም። እቶም ንርኦም ዘለና መግለፂ እዳሃቡ ይርከቡ እም መስቀል ሕዞም እዳባረኹ ይርከቡ።

ኣብቲ ምስሊ ከም ዝረአ ሓንቲ ጓል ኣንሰተይቲ ወይከዓ ሰበይቲ ቁኖ ተቆኒና እና ኩትቻ ወይከዓ ናይ እዝኒ ገይራ ንርእያ ኣለና።

እዚ እንርእዮ ዘለና ኣብ ገጠር ከባቢ እዩ: ዝመሰል ወይከዓ ንእሽተይ መንደር እና ናይቲ ከባቢ ኩነታት ወይ መንገዲ ወይ ቦታ መንገዲ እዩ ዝሕበር ዘሎ:: እቲ ዝሕብረና ዘሎ መንገዲ ከዓ ናብ ጎደና ደንበር ከም ዝወስድ እዩ።

አብ ምስሊ ዝረእዩ ዘለው ዝተፈላለዩ ብሓመድ ዝስሩሑ መሳርሕታት አቁሑ ናይ ገዛ እዩም ከምኒ ፃሕሊ፣ መጎጎ፣ መጉዲ፣ ጀበና ዝአመሰሉ እዩም፡፡

አብቲ ምስሊ ከም እንምልከቶ ሳእኒ ተባሂሉ ይፅዋዕ፡፡ ብታሕቲ ብተመጠጥቲ ጎማ እና መዳበርያ ዝተሰርሐ እዩ፡፡ እና መብዛሕትኡ ግዜ አብ ራያ ይፍለጥ እዩ፡፡ ያው ከከም ባህሉ፣ ከከም ከባቢኡን አሰራርሕኡን...

እዚኣ ከዓ ፃሕሊ ኣብ መሰክተት ወይከዓ ብባህላዊ መንገዲ ብዙሕ ግዜ ኣብ ገጠር እዩ ዝርከብ። ፀብሒ እንዳተሰርሐ ይርከብ ድልክ ወይከዓ በርበረ ይባሃል። ስጋ ዘለዎ ይመሰል ምደዋም እኒአ።

እዚ እንሪኦ ዘለና ተኽሊ ዕረ ይባሃል። ወዲ ዕረ ኸዓ እዩ ዝባሃል ኣዴታትና ንማዕጠና ንስዋ መዕጠኒ ይጥቐማሉ እየን ኣዴታት ያው ከከም ከባቢኡባህሊ ማለት እዩ።

እቲ ዝረአ ዘሎ ናይ ራያ ብናይ ራያ ባህሊ ተዓጂቡ ኣብ ዝኮነ ክብረ በዓል እንዳጨፈሩ ይረአ ኣሎ። እና እቲ በዝሒ ሰብ ቡዝሕ ሰብ እንዳተረኣየ ይርከብ።

እቲ ኣብ ምስሊ እንሪኦ ዘለና ናይ ቤት ብልዕን መስተን መገልገሊ ናይ ህዝቢ ዝኾነ ናይ ግለሰባት ቦታ እዩ።

እዙይ ዝርአ ዘሎ ክሽየጥ ዝተዘርገሐ ኣብ ጎደና ተዘርጊሑ ዝርከብ ጫማታት ናይ ደቂ ኣንስትዮን ናይ ደቂ ተባዕትዮን እዩ። እና ብበዝሒ ናይ ደቂ ኣንስትዮ ጫማታት ይርኣይ ኣሎ::

ክብርታት ኣሽንዳ ንክብሪ ደቂ ኣንስትዮ ብሩህ መፃኤ ትግራይን ብዝብል መሪሕ ጭርሖ ወ/ሪት ኣሸንዳ 2016 ዓ/ም ውድድር ፅባቐን ባህልን ኣሽንዳ ነሐሴ 14 ኣብ ኣክሱም ሁቴል ክካየድ እዩ።

ኣብ ትምህርትና ኸምዝርአ ጭራዋጣ ተታሒዙ እንዳሳዕስዑን እንዳዃደዱን ይርከቡ፡፡ ብክቢ መስርዕ ሰሪሖም እንዳሳዕስዑ ይርአዩ፡፡

ኣብቲ ምስሊ እንሪኦም ዘለና መብዛሕቲኦም ግዜ ደቂ ተባዕትዮ ይጥቀምሉ እዮም። ግን መብዛሕቲኡ ግዜ ደቂ ኣንስትዮ ፅቡቕ ጨና ንኽንጨኑ እንጥቀመሉ ብሕልፊ ክዓ ክንወፅእ ክንወፅእ ከለና።

ኣፍቲ ምስሊ ከም ዝርአ ደራፊ ኣማንኤል የማነ እደራኣናዮ ንርከብ። ከም ዝመስለኒ ኣብ እታ ሓዳሽ ደርፉ ዝሰርሓ ክሊብ እያ እታ ፎቶ:: እታ ምስሊ ከም ተርእይ ዘላ ማለት እዩ።

እውይ ሽሮና ጥዕምቲ! እንጀራ ብሽሮ መግለፂት ናይ ኢትዮጵያውያን ወይ ናይ ትግራውያን ብበዝሒ እኳ ሽሮ ኣኽሱም እያ ትፍለጥ ብደንቢ ከምትስራሕ፡፡ ያው እንጀራ ብሽሮ ኣብ ሸሓነ ቀሪቡ ኣሎ፡፡

እሺ እዛ እንሪአ ዘለና ቁንንቲ አዶ ኩትቻ ገይራ ንሪአ አለና። እዚ ከዓ ሓደ መጋየፅታት ናይ ደቂ አንስትዮና ቅድም ካብ ዝብል ካብ ዝነበረ እዩ፡፡ እና ...

እሺ እዚ ዝረአ ዘሎ ምስሊ ሆስፒታል ቅድስት ማርያም ኣኽሱም እዩ፡፡ እና በሩ እዩ እቲ መእተዊ በሪና ዝተፈላለዩ ባጃጃትና ሰባት እንዳተራኣዩ ይርከቡ ኣለው፡፡ ኣትክልትም ኣሎ እዚ ይመስል፡፡